አዚ ኣብ ምስሊ ዝሪኦ ዘለኩ ቦታ ናይ ዲጀ ሚሊ ዝተብሃለ ናይ ስራሕ ቦታ አዩ ዲጀ ሚሊ ድማ ንመርዓ ንቀለበት ንጥምቀት ከመኡ አዉን ን ፕሮሞሽን ን ዝተፈላለዩ ስራሓትታት ይሰርሕ አዩ ከምኡ ድማ ሙሉአ ባንዲ ከም ዘቅርብ ዝናገረሉ አዩ።

እዚ ኣብ እስክሪን እንሪኦ ዘለና ምስሊ ሓደ ናይ ስራሕ ቦታ ኾይኑ እዚ ናይ ስራሕ ቦታ ድማ ሸቀጣሸቀጥ እዪ። ኣብዚ ሸቀጣሸቀጥ ዝተፈላለዩ ኣቑሕታታት ዝሽወጡ ኮይኖም ብፍላይ እዉን ናይ ቤተ ክርስትያን ኣቑሕታት ይሽወጡ እዮም ከም ፅላል ዝበሉ።

ኣብዚ ስክሪን ዝርአዩ ዘለው ምስልታት ቡዙሓት መስርሕታት ናይ ገዛ ኾይኖም ኻብኣቶም ድማ ሓደ መግሓፍያ፣ ከሙኡ እዉን መጎጎ መፅዓንን ዝተፈላለዩ መሳርሕታት ናይ ገዛ ዝርከብሉ እዬ።

እዚ ኣብ ምስሊ ዝርአ ዘለኹ ዓይነት መስተ ካብቶም ዝተፈላለዩ ዓይነታት ናይ ጽማቕ መስተ ሓደ ኮይኑ ብጣዕሚ ንሰውነትና ዝጠቅም ዓይነት ጽሟቅ መስተ እዩ። ሸሙ ድማ ናይ ኣበካዶ ጽማቕ መስተ ይበሃል።

እቲ ኣብ ስክሪን እንርእዮ ዘለና ምስሊ ሓደ ሰብኣይ ጠጠው ኢሉ ከምኡ እውን ኣብ ጎኑ ድማ ናይ ቡና ባንክ ባንዴራ ጠጠው ልበለ እዩ ብድሕሪቱ ድማ ቡና ባንክ ልብል ብኣማርኛን ቢኢንግሊዘኛን ዝተፅሓፈ ምስሊ ኣሎ።

ኣብዚ ምስሊ ዝርአ ዘሎ ሓንቲ ጓል ኣነስተይቲ ከምኡ ድማ ምስኣ ጠሊ እንትርከብ ኮይና እዛ ጓል ኣነስተይቲ እዚኣ ነታ ናይ ገዛ እንሰሳ ዝኮነት ጠሊ ምግባ እና መገበታ ትርከብ።

እዚ ምስሊ ዝራኣየኒ ዘሎዉ ሰባት ሽድሽተ ሰባት እንትኮኑ እዞም ሽድሽተ ሰባት እዛኣቶም ኣብ ምረኣይ እዮም ዝግነዩ እዚ ተኸዲኖሞ ዘሎዉ ክዳውንትይ ብጣዕሚ ጥበብን ባህልን ትግራይ ዘንፃባርቅ እዩ።

እዚ ኣብ ስክሪን እንርእዮ ዘለና ምስሊ ናይ ሰብ ምስሊ ኮይኑ እዞም ስብኣይ ድማ ናይ ኦርቶዶክስ ተዋህዶ እምነት ሃይማኖት ሓላፊ ዝኾኑ ሊቀፓፓስ ኣቡነ ማትያስ እዮም።

እዚ ኣብ እስክሪን እንሪኦ ዘለና ምስሊ ናይ መፅሓፍ ምስሊ ኾይኑ እቲ ናይ መፅሓፍ ኣርእስቲ ድማ ፊደላት ትግርኛ እዪ። እዚ መፅሓፍ ድማ ናይ ፊደላት ትግርኛ ንምምሓር ዝጠቅም ዓይነት መፅሓፍ እዩ።

እዚ ኣብ እስክሪነ ዝርአ ዘሎ ምስሊ ቡዙሓት ዓይነት ዓቦይቲ እፅዋት እዪ ዝርአ ዘሎ ። ኣብዚ ናይ መጀመርያ ዝርከብ እፅዋት ኣውሊዕ እናተብሃለ ዝፍለጥ ኾይኑ ንስኒ ፅሬት ዝጠቅም እዩ።

እዚ ኣብ እስክሪ ዝሪኦ ዘለኩ ምስሊ ናይ ት/ት ቤት ክፍሊ ገዛ ኮይኑ እዚ ክፍሊ ገዛ ብዙሓት ህፃውንቲ ተምሃሮን ሓደ መምህር ዝሓዘ እዩ፣ እዞም ህፃውንቲ ተምሃሮ እዉን ኩሎም ሓደ ዓይነት ክዳን ተከዲኖም እዮም ዘለው፡፡

እዚ ኣብ እስክሪን እንሪኦ ዘለና ምስሊ ካብተን ኣብ ትግራይ ዝርከባ ፋብሪካ ሓደ ዝኾነ ፋብሪካ ዓለባ ኣልመዳ መእተዊ በሪ እዩ፡፡ ፋብሪካ ዓለባ ኣልመዳ ቡዙሓት ዝተፈላለዩ ክዳዉንቲ ዘምርት ፋብሪካ እዩ፡፡

እዚ ኣብ እስክሪን ዝሪኦ ዘለኩ ምስሊ ካብቶም እንኮርዖሎም ኣብ ትግራይ ዝርከቡ ቅርስታት ሓደ ዝኮነ ኮይኑ እዚ ድማ ዝርከበሉ ኣብ ከተማ ኣክሱም እዩ፣ ኣብ ከተማ ኣክሱም ኮይኑ ድማ እንዳማርያም ፅዮን ቤተ ክርስትያን እንዳተባሃለ ይፅዋዕ፡፡

ኣብዚ ምስሊ እንሪኦም ዘለና ሰለስተ ሰብኡት እንትኾኑ ዞም ሰለስተ ሰብኡት ድማ መራሕቲ ፓለቲከኛታት ናይ ኢትዮጲያ እዮም እቲ ሓደ ጌታቸው ረዳ እንትኸውን እቲ ካልኣይ ድማ ሬድዋን ሓሴን ሳልሳይ ድማ ፃድቃን ይበሃል ።

እዚ ኣብ እስክሪን እንሪኦ ዘለና ምስሊ ክልተ ሰቡኡት ከምኡውን ዝተፈላለዩ ናይ ሃይማኖት እምነት ዘለዎም ኣብ ሓደ ብፈረስ እንትኸዱ እዩ ዘርኢ።

እዚ አብ እስኪሪን እንሪኦ ዘለና ምስሊ ካብቶም ናይ አልኮል መስተ ሓደ ኮይኑ ብጣዕሚ ንአልኮል መጠን ዝላዓለ እዩ። ናብ ከባቢ 40 ዝበፅሕ ኮይኑ እዚ አልኮል ድማ ብሄራዊ ጅን ይባሃል፡፡

እዚ ኣብ እስክሪን ዝረአየኒ ዘሎ ምስሊ ካብ ኣብ ትግራይ ካብ ዝርከብ ዩኒቨርስትታት ኣክሱም ዩኒቨርስቲ ፣መቐለ ዩኒቨርስቲ ፣ራያ ዩኒቨርስቲ ከምኡ እውን ዓዲ ግራት ዩኒቨርስቲ ዝኮኑ ሓደ ናይ መእተዊ በሪ ናይ መቐለ ዩኒቨርስቲ እዩ፡፡

እቲ አብ እስክሪን እንሪኦ ዘለና ምስሊ ካብቶም ዝተፈላለዩ ዓይነት አትክልቲ እንብሎም ሓደ ዝኾነ ብርጭቕ ይባሃል። ብርጭቕ ካብቶም ውሽጣውሽጦም ማይነት ዝሓዙ ዓይነት ተክሊ እዩ።

እዚ ምስሊ ብዙሓት ኣንስቲ ብባህላዊ አሰራርሓ ዝማዕረጋ እንትኾና ናይ ራያ ቅዲ ከዓ የመላኽት።

አብዚ እስክሪን እንሪኦ ዘለና ምስሊ ሓደ ካብ መፅሓፍ ቁድስ ዝተወስደ ዓይነት ፁሑፍ ኮይኑ እዚ ፁሑፍ ድማ ሓደ እዃ ምሳይ አይነበረን ጎይታ ቆመለይ አበረተዕኒ ካብ አፍ አንበሳ እውን አናግፈኒ ዝብል ፁሑፍ ዘለዎ እዩ።

ገፀ መሬት ኮይኑ እምባን ከተማን ብሓደ ዘወቀቡ እዮም።

እዚ ኣብ እስክሪን እንሪኦ ዘለና ምስሊ ካብቶም ኣደነቅቲ ዝኮኑ ገፀ መሬታት ሓደ እዩ፡፡ እዚ ገፀ መሬት ድማ ቡዙሕ ተክልታት ዝርከብዎ ዘይኮነስ ብጣዕሚ ዓብይ ጎቦ ዝርከቦ ቦታ እዩ፡፡

እዛ ኣብ እስክሪን እንሪኣ ዘለና ምስሊ ካብቶም ናይ በረካ እንስሳ እንብሎም ሓንቲ ዝኮነት ዒፍ እያ፣ እዛ ዒፍ ድማ ኣብ ከባቢ ርእሳ ፀላም እንትከውን ከምኡ እውን መንፈሪኣ ፀሊም ዝተረፈ ኣካላ ድማ ፃዕዳ እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ናይ ሓደ ክፍሊ ገዛ ምስሊ ኮይኑ ኣብቲ ሓደ ክፍሊ ገዛ ድማ ሓደ መምህርን ብዙሓት ተምሃሮን ይርከቡ:: እቶም ብዙሓት ተምሃሮ ድማ ኣብ ቀይሕ ወንበር እዮም ኮፍ ኢሎም ዘለው፡፡

እዚ አብ እስክሪን እንሪኦ ዘለና ምስሊ ናይ መፅሓፍ ምስሊ ኮይኑ ናይ መፅሓፍ ምስሊ አርእስቱ ድማ ዓይነ ጥላ ይብል። ናይ አማርኛ ፅሑፍ ኮይኑ እዚ ድማ ብ 2013 ዓ.ም ዝተሓተመ እዩ።

እዚ ኣብ ምስሊ ዝረኣ ዘሎ ናይ ኣርማ ምስሊ ኮይኑ እዚ ኣርማ እዚ ድማ ክቢ ኣርማ ኮይኑ ናይ እንስቲቱ መፅናዕቲን ምረመራን ፖሊሲ ትግራይ ኣርማ እዩ። እዚ ኣርማ እዚ ኣብ ማዕከሉ ብጫ ኮይኑ ናይ ኣክሱም ሓወልቲ ቅርፂ ዘለዎ እዩ።

እዚ ኣብ እስክሬን እንሪኦ ዘለና ምስሊ ካብ ጥንታዊ ታሪካት ዝተሞርኮሰ ኮይኑ እዚ ቅርፃቅርፂ ድማ ካብ ዕንጨይቲ ዝተሰርሐ እዩ። እዚ ኣብዚ ዝንሂዎ ቅርፃቅርፅታት መብዛሕተኡ ኣብ ከተማ ኣክሱም እናተሸጡ ይርከቡ።

እዚ አብ እስክሪነ ዝረአ ዘሎ ምስሊ ካበቶም ዝተፈላለዩ ዓይነት ናይ ሙዚቃ መሳርሒ ሓደ ኮይኑ ሹሙ ድማ ክራር ይበሃል። ክራር መብዛሕቱኡ ግዜ ንባሀላዊ ደርፈታት ዝጥቀምሉ እዩ።

እዚ አብ እስክሪን እንሪኦ ዘለና ምስሊ ናይ ክልተ ሰባት እግሪ ዘርኢ ኮይኑ እቶም ክልተ ሰባት ድማ ናይ ወታደራዊ ጫማ ዝገበሩ እዮም። እቲ ሓደ ፀሊም ጫማ እንትገብር እቲ ሓደ ድማ ቡና ዓይነት ጫማ ገይሩ እዩ ዘሎ።

እዚ አብ እስኪሪን እንሪኦ ዘለና ምስሊ ናይ ምግቢ ዓይነት ኮይኑእዚ ምግቢ ዓይነት ድማ ፍርፍር እናበልና ንፅዎዕ። እዚ ፍርፍርእዚ አርባዕተ ብጎኒ ዝተቆረሱ እንጀራ ዝተቆረሱ እንትህልውዎ አብ ማእከል ድማ ሓንቲ ማእከል እንቃቆሖ አላ፡፡

ኣብዚ እስክሪን እንሪኦ ዘለና ምስሊ ካብ ናይ ገዛ ኣቅሑታት ወይ ድማ ኣብ ቢሮ እንጥቀመሎም ኣቅሑታት ሓደ ዝኮነ ወንበር እዩ፣ እዚ ወንበር እዚ ኣብ ገዛ እውን ክንጥቀመሉ ንክእል ኢና ኣብ ቢሮ እውን መቀበሊ ጋሻ ንጥቀመሉ ኢና፡፡

ናይ ፅዕነት መኪና ኮይና ኣይሱዚ ድማ ትበሃል።

እዚ ኣብ ስክሪን እንርእዮ ዘለና ምስሊ ካብቶም ናይ በረኻ እንስሳታት እንብሎም ሓደ እዩ። እዚ ናይ በረኻ እንስሳ ድማ ጉጛ እናተብሃለ ይጽዋዕ። ጉጛናይ ዒፍ ዘርኢ ዝኮነ ኮይኑ ብጣዕሚ ደስ ዝብልን ሰሓቢ ሕብሪ ዘለዎ ዓይነት ዒፍ እዩ።

እዚ ኣብ ስክሪን እንርእዮ ዘለና ምስሊ ኣብ ሓደ ክፍሊ ገዛ ሓደ መምህር እንትህሊ እቲ መምህር ድማ ደፍተርን ቢሮን ሒዙ ይጽሕፍ ኣሎ። ኣብ ቅድሚ እቲ መምህር ድማ ሓንቲ ተለቨዥን ተወሊዓ ኣላ።

እዚ ኣብ እስኪሪን ዝርኦ ዘሎኩ ምስሊ ካብቶም ደቂ አንስትዮ ንመጋየፂ ዝጥቀማሉ ዓይነት መሳሪሒ ኾይኑ ኩሑሉ ይባሃል። ኩሑሉ ድማ ኣብ ዓይኒ ከባቢ ዝርከብ ናይ መጋየፂ ዓይነት መሳሪሒ እዩ።

እዛ ኣብ እስክሪን ዝረአ ዘሎ ምስሊ ብዙሓት ሰባት ከምኡ እውን ሽማግለን መናእሰይን ብሓደ ኮፍ ኢሎም ኣብ ትሕቲ ዳዕሮ ይግነዩ፡፡ እዚ ዳዕሮ ድማ ብናይ ቀደም ባህላዊ ሽምግልና ይባሃል፡፡

ኣብዚ ስክሪን ዝርአ ዘሎ ምስሊ ካብቶም ዝተፈላለዩ ባህላዊ ዝኾኑ ናይ መጋየፅቲ ሓደ ዝኾነ ኮይኑ እዚ መጋየፂ እዚ ኣብ ብዙሕ ቦታታት ኢትዮጵያ ደቂ ኣንስትዮ ዝጥቀማሉ ንመጋየፅን ዝተፈላለዩ ነገራት ዝጥቀማሉ እዩ።

እዚ አብ ስከሪነ እንሪኦ ዘለና ምስሊ ካብቶም ናይ ገዛ እንስሳ እንብሎም ዝኾኑ ሓደ እዩ፡፡ እዚኦም ድማ ግመል ይበሃሉ ግመል ናይ ገዛ እንስሳ ኮይኑ ንመጓዓዝያ ንዝተፈላለዩ ነገራት ዝጠቅም እዩ፡፡

እዚ ኣብ ስክሪን ዝረአ ዘሎ ምስሊ ናይ ትራንስፖርት ተሽከርከርትን ፅርግያ ኾይኑ ኣብዚ ትራንስፖርት ተሽከርከርቲ ፅርግያ እውን ክልተ መካይን ይርከባ፡፡ እዘን ክልተ መኪና ድማ ተመራሪሐን እየን ዝኸዳ ዘለዋ፡፡

እዚ ኣብ እስክሪን እንሪኦ ዘለና ምስሊ ናይ መፅሓፍ ምስሊ ኾይኑ እዚ መፅሓፍ ድማ ትምህርቲ ሕብረተሰብ ይብሃል። እዚ ትምህርቲ ሕብረተሰብ ናይ መፅሓፍ ተምሃራይ ኮይኑ ናይ ሻድሻይ ክፍሊ ተምሃሮ መፅሓፍ እዩ።

እዚ አብ እስክሪን እንሪኦ ዘለና ምስሊ መብዛሕትኡ ግዘ አብ ሕዳርን ታሕሳስን ዝርከብ ኮይኑ አብ እዋን ክረምቲ ተዘሪኡ ዝበቆለ እኽሊ ተኾልሲሱ ኮፍ ዝብለሉ እዩ።

እዚ ኣብ እስክሪን ዝረኣየኒ ዘሎ ቦታ ናይ ሕርሻ ቦታ ኮይኑ ብጣዕሚ ደስ ዝብልን ከምእውን ስርዓቱ ዝሓለወ ናይ ኣተሓራርሳ ሜላ ዝተጠቀመ እዩ። እዚ ሕርሻ ኣብ ማእከሉ ሓደ ዓባይ ዳዕሮ ትርከበሉ እዩ።

እዚ ኣብ እስክሪን ንሪኦ ዘለና ምስሊ ናይ ሓደ ገዛ ምስሊ ኾይኑ እቲ ገዛ ድማ ናይ መዝናነዪ ቦታ እዩ፣ መብዛሕተኡ ግዘ ኣብዚ መዝናነዪ ቦታ ናይ መናእሰይ ዕድመ ዘለዎም እዮም ዝርከብዎ።

እዚ አብ እስክሪን ንሪኦ ዘለና ምስሊ ብጣዕሚ ጥንታዊ ካብ ዝኮኑ መንበሪ ገዛታት ሓደ ዝኮነ እዩ ፡፡ እዚ ጥንታዊ መንበሪ ገዛ እዚ ተራ ስብ እንተይኮነ ዝነብረሉ ነበረ ንጉሳት ዝነበሩ ቤተስብ ከም ዝነበሩ ይንገር፡፡

እዚ ኣብ እስክሪን ዝሪኦ ዘለኩ ምስሊ ናይ ቅዱስ ያሬድ ቅርፂ ኮይኑ እዚ ድማ ኣብ ከተማ ኣክሱም ዝርከበሉ ኮይኑ ናይ ቅዱስ ያሬድ ቅርፂ ብጣዕሚ ደስ ዝብልን ሰሓባይን እዩ፡፡

እዚ ኣብ እስክሪን ንርኦ ምስሊ ዘለና ናይ ቦታ ምስሊ ኮይኑ እዚ ቦታ ድማ ኣብ ወሰን ፅርግያ ዝርከብ እዩ ።እዚ ድማ ብዙሓት ገዛውቲ ኣለው ሓደ ካብኣቶም ድማ ባርና ሬስቶራንት ድአማት እዮ።

እዚ ኣብ እስክሪን ዝረአ ዘሎ ምስሊ ካብተን ጎደናታት ኣክሱም ሓደ ኮይኑ አብዚ ጎደና እዚ ድማ ሓንቲ ዓባይ ናይ ፍታን መወገዲት ትጠቅም ትራንስፖርት ተሽከርካሪት እያ። ከምኡ እውን ቡዙሓት ባጃታት እውን ይርከበኦም።

እዚ ኣብ እስክሪን ዝሪኦ ዘለኹ ምስሊ ካብምቶም ናይ ብረኻ እንስሳ እንብላ ሓንቲ ዝኾነት ኣንጭዋ ምስሊ እዩ። ኣንጭዋ ኣብ ገዛ እዉን ትርከብ እያ። ግን ምስ ሰብ ተስማዕሚዓ ትነብር ዓይነት እንስሳ ኣይኮነትን።

እዚ ኣብ እስክሪን እንሪኦ ዘለና ምስሊ እንዳቤት ምግብን መስተን ኮይኑ ኣብ ውሽጡ ዝተፈላለዩ ዓይነታት ምግብታት እና ዝደለኻዮ ዓይነት መስተ ዝርከብሉ ቦታ እዩ፡፡

እዚ ኣብ ምስሊ እንሪኦ ዘለና ኣብ ወሰን ፅርግያ ዝርከብ ህንፃ ኮይኑ ኣብቲ ትሕቲ ህንፃ ድማ ሰለስተ ዓይነት ናይ ንግዲ ቦታ ኣለዉ፡፡ እቲ ሓደ ሓፈሻዊ ሸቐጠሸቐጥ ኣዶ እንትከዉን እቲ ሓደ እዉን ቤት ምግብን መስተን እዩ፡፡ እቲ ሳልሳይ እዉን ናይ ኤሌክትሮኒክስ መሸጢ ኣቁሑት እዩ፡፡

እዚ ኣብ እስክሪን እንረእዮ ዘለና ምስሊ ናይ ንግዲ ቦታ ኮይኑ ኣብዚ ንግዲ ቦታ ደማ ክልተ ገዛውቲ ይርከባ። እዘን ክልተ ገዛውቲ ብዙሓት ዓይነታት ባህላዊ ዝኮኑ ናይ ገዛ መሳርሕታት ዝሸጣሉ እዩ።

እዚ ኣብ እስክሪን እንርእዮ ዘለና ምስሊ ናይ መፅሓፍ ምስሊ ኮይኑ እዚ መፅሓፍ ድማ ክስታይ ክስታይ ቁፅሪ 2 ዝብል ኣርእስቲ እዩ። እዚ መፅሓፍ ዝፀሓፈ ድማ ግርማይ ገብሩ ይባሃል።

እዚ ኣብ እስክሪን ዝርአ ዘሊ ምስሊ 3 ቆልዑ ዝርከብሉ ኮይኖም እቶም ሰለስት ቆልዑ ድማ ጆቶኒ ዝተብሃለ ናይ መዝናነይ ስፖርት ይጫዎቱ ኣለዉ ።እዚ ጆቶኒ እዚ 4 ኮይንካ ወይ ዳማ 2 ኮይንካ ክትጫወተሉ ትክእል ኢካ።

እዚ ኣብቲ ምስሊ ዝረአ ዘሎ ምስሊ ካብቶም ጥናታውያን ቅርሲ ኮይኑ እቲ በሪ ኸዓ ካብ ጥንታዊ ዕንፀይቲ ዝተሰረሐ እዩ።

እዚ ኣብ ምስሊ እንሪኦ ዘለና ሓደ ካብቶም ናይ ትግራይ ቻናላት ዝኾነት ድምፂ ወያነ እንትኸውን እዚ ዜና ድማ ናይ ሞት ኑሮ ዝተባሃለ ናይ ዜና ኣማርኛ ሰዓት እዩ፡፡

ኣብዚ ምስሊ ንርእያ ዘለና ጎል ኣንስትየቲ ሙዚቀኛ እዝንትትከውን ስማ ድማ ሜላት ቀለመወርቅ ይባሃል። እዛ ሜላት ቀለመወርቅ ኣርእስቲ ናይ ሙዚቃኣ ድማ ዋይ ዝብል እዩ።

እዚ ኣብ ስክሪን እንርእዮ ዘለና ምስሊ ናይ ንግዲ ቦታ ኾይኑ እዚ ንግዲ ቦታ ድማ ናይ መጎጎ ከምኡ እውን ናይ ሸኽላ ከምኡለ ናይ ጀበና ትሽወጠሉ ቦታ እዩ።

እዚ አብ ስክሪን ዝሪኦ ዘለኹ ምስሊ ከም ናይ ተፈጥሮ ገፀ መሬት እንትኸውን፣ እዚ ገፀ መሬት ድማ ብጣዕሚ መደመምን ብጣዕሚ ከምኡ እውን መፍርሕን እዩ። እዚ ገፀ መሬት እዚ መብዛሕትኡ ኮውሒ እንትኸውን አብ ታሕትኡ እውን ብዙሓት ተኽልታት አለው።

እዚ ኣብ ምስሊ እንሪኦ ዘለና ርብሩብ ዕንጨይቲ እንትከውን እዚ ርብሩብ ዕንጨይቲ ድማ ዝተፈላለዩ ዓይነት ስራሕቲ ይጠቅመና፤ ከምኡ ድማ ኣብ ሸቀጣ ሸቀጥ ኢሉ እውን ኣብ ገዛ እውን መደርደሪ ኣቅሑ ይጠቅመና እዩ፡፡

እዚ ኣብ ምስሊ ዝረአየኒ ዘሎ ካብቶም ናይ ገዛ ዝተፈላለዩ ኣቑሑ ሓደ ዝኾነ ናይ ፈሳሲ ሳሙና እዩ። እዚ ፈሳሲ ሳሙና ብማሕበረ ሰብና ናይ ፍሉሕ ሳምና እንዳተባሃለ ዝፅዋዕ እዩ።

እዚ ዝረኣየና ዘሎ ምስሊ ናይ ሕርሻን ግብርናን ዘለዎ ቦታ ኮይኑ ብዙሓት ተክልታት ተተኪሎም ኣለው። ካብኦቶም ድማ ሓደ ዝኮነ ምሸላ ከምኡውን ኣሕምልቲን ዝተተከልዎ ቦታ እዩ።

እዚ አብ እስክሪን ንሪኦ ዘለና ምስሊ ናይ ቦታ ምስሊ ኾይኑ እዚ ቦታ ድማ ቡዛሓት ናይ ዘመናዊ ናይ መፍረዪ መዓር ወይ ድማ ቆፎ እንብሎም ዝሓዘ ኾይኑ አብ ከባቢኡ ድማ ዝተፈላለዩ ተኽልታት አለው፡፡

እዚ ኣብ እስክሪን እንሪኦ ዘለና ምስሊ ኣብ ወሰን ፅርግያ ዝርከቡ ገዛዉቲ ኮይኖም እዞም ገዘዉቲ ክልተ እዮም፡፡ እዞም ክልተ ገዛዉቲ ድማ ክልቲኦም ናይ እንዳቤት ምግብን መስተን እዮም፡፡

እዚ ኣብ እስክሪን እንሪኦ ዘለና ምስሊ ካብቶም ናይ ገዛ እንስሳታት ዝምደብ ሓደ እየ። ሽሙ ድማ ደርሆ ይብሃል። ደርሆ ንምግቢ ከምኡ እዉን ንእንቋቁሖ ንጥቀመሉ ዓይነት እንስሳ እዩ።

እዚ ኣብ ምስሊ ዝሪኦ ዘለኩ ቦታ ካብቶም መሰረታዊ ግልጋሎት ዝኮኑ ሓደ ኮይኑ እዚ መሰረታዊ ግልጋላት ድማ ካብ ከተማ ውፅእ ኢልካ ኣብ በረካ ዝርከብ እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ናይ ገዛ መንበሪ ኮይኑ እዚ ገዛውቲ መንበርታት ኣብ ገጠር እዮም ዝርከቡ. ኩሎም ድማ ናይ ቀደም ሜላ ኣሰራርሓ ዝተጠቀሙ እዮም::

እዚ ኣብስክሪን ንርኦ ዘለና ምስሊ ወይ ድማ ገፀመሬት ኣብ መቐለ ዝርከብ ኮይኑ እዚ ድማ ጮምዓ እናተባህለ ዝጽዋዕ እዩ ኣብ ላዕሊ ኣብቲ ጮምዓ ድማ መስቀል ኣሎ።

እዚ ኣብ እስከሪን ዝረኣ ዘሎ ምስሊ ኣብ ከተማ ኣክሱም ዝርከብ ህንፃ ኮይኑ እዚ ህንፃ ድማ ቡዙሓት ነገራት ዝሓዘ እዩ ኣብ ውሽጡ። ካብኣቶም ድማ ሓደ ናብ ቤት ምግብን መሰተን ዝኮነ ፊኒክሰ ኮርነር ዝበሃል ኮይኑ ኣብ ታሕቲ እውን ናይ ህያብ ሞባይል ጥገና ኣለዎ።

እዚ ኣብ እስክሪን ዝረኣየኒ ዘሎ ምስሊ ካብቶም ኣብ ትግራይ ዝርከቡ ኣርባዕተ ዩኒቨርሲቲታት ኣክሱም፡ዓድግራት፡ራያ ከምኡ እዉን መቐለ ዩኒቨሪሲቲ ዝኾነ ሓደ ናይ ኣክሱም ዩኒቨርሲቲ መእተዊ በሪ እዩ።

እዚ ኣብ እስክሪን ዝሪኦ ዘለኩ ምስሊ ናይ ኦርቶዶክስ ሃይማኖት በዓል ኣከባብራ ኮይኑ ኣብዚ በዓል እዚ ዝተፈላለዩ ብዙሓት ድያቆናትን ከምኡ እውን ኣቕሽቲ፣ ፈለስቲ ዝርከብሉ ቦታ እዩ፡፡

ኣብዚ እስክሪን ዝረኣየኒ ዘሎ ምስሊ ዓብዪ ዘይተወድአ ህንፃ ከምኡ እዉን ኣብ ቅድሚቱ ዓበይቲ ተኽልታት ይርከቡ። ናብቲ ገዛ መእተዊ በሪ ግፍትን ኢሉ እዩ ዘሎ።

እዚ ኣብዚ እስክሪን ዝሪኦ ዘለኩ ምስሊ ናይ ኦርተድክስ እምነት ሃይማኖት ተከተልቲ ኮይኖም ብዙሓት ዓይነት ሰባት ድማ ኣለዉ መብዛሕቲኦም ሰባት ነፀላ ዝገበሩ እንትኮኑ እቲ ቦታ ዝርከብሉ ድማ ኣብ እንዳ ደብረ ዳሞ ቤተክርስያን ይበሃል።

እዚ ኣብ እስክሪን ዝርአ ዘሎ ምስሊ ናይ ክልተ ኣንስቲ ምስሊ ኮይኑ እታ ሓንቲ ኣብ ኢዳ ጥዋፍ እንትሕዝ እታ ሓንቲ ምንም ኣይሓዘትን ዘላ። ከምኡ ድማ እታ ዳሕረወይቲ ጓል ኣነስተይቲ ነፃላኣ ደፊአ እያ ዘላ።

እዚ ኣብ እስክሪን እንሪኦ ዘለና ምስሊ ሓደ ሰብኣይ ኣብ ሓደ ቤተ ክርስትያን እትርከብ ከምኡውን እቶም ሰብኣይ ናይ ኦርቶዶክስ እምነት ተዋህዶ ተከተልቲ ምካኖም እዩ፡፡

እዚ ኣብ ስክሪን እንሪኦ ዘለና ምስሊ ካብዞም ናይ ገዛ ኣቑሑታት ንብሎም ሓደ ኮይኑ ብቐደም ብባህልና ዝጥቀምሉ ዝነበሩ እዩ። እዚ ድማ ዝጠቕመሉ ንመውቀጢ ቡና ወይ ድማ ዝተፈላለዩ ነገራት ናይ ገዛ መውቀጢ ይጥቀም ።

ካብ ዚ ምስሊ እዚ ክልተ ደቂ አንስትዮ እንትርከባ እታ ሓንቲ ነታ ሓንቲ ፀጉራ እናቆነነታ ትርከብ። ከምኡ ድማ እቲ ናይ ፀጉራ እናቃንናአ ናይ በህሊ ትግራይ ዘንፀባርቅ እዩ ፡፡

እዚ ኣብ ምስሊ ዝረኣ ዘሎ ገፀ-መሬት ኮይኑ ብጣዕሚ ሰፊሕ ሜዳ ከምኡ ድማ ብጣዕሚ ዓብይ ጎቦ ዘለዎ እዩ ኣብዚ ከባቢ ድማ ብዛሓት ዓይነት ተክልተታት ኣለው፡፡

እዚ ኣብ ምስሊ እንሪኦ ዘለና ናይ መፅሓፍ ምስሊ ኮይኑ እዚ መፅሓፍ ኣርእስቱ ድማ መፅሓፍ ቅዱስ እዩ። እዚ መፅሓፍ ቅዱስ ድማ ብትግርኛ ከም ዝተፅሓፈ ዘርኢ ፅሑፍ እዩ።

እዚ አብ እስክሪን እንሪኦ ዘለና ምስሊ ናይ ሕርሻን ግብርናን ምስሊ እዩ። እዚ ምስሊ ድማ ናይ ስርናይ ምስሊ የርኢ። እዞም ስርናያት ድማ ናብ ዓፂድ ዝበፅሑ ስንዳያት እዮም።

አብዚ ስክሪን ዝረአ ዘሎ ምስሊ ናይ ገፀ መሬት ምስሊ እዩ፡፡ እዚ ገፅ መሬት ምስሊ ድማ ብጣዕሚ ዓብይ ጎቦ ከምኡ እውን አብዚ ጫፍ ከውሒ ዘለዎ ኮይኑ አብ ታሕቲ ታሕቲ ድማ ዓበይቲ ዛፋት ዘለዎ እዩ፡፡

ኣብዚ ስክሪን ዝረአ ዘሎ ምስሊ ብጣዕሚ ደስ ዝብል ገፀ-መሬት ኣቐማምጣ ዘለዎ ናይ ተፈጥሮ ከባቢ እዩ፡፡ እዚ ገፀ-መሬት ድማ ኣብ እዋን ክረምቲ ዘሎ እንትኸውን ሙሉእ ብሙሉእ ልምዕ ዝበለ ቦታ እዩ፡፡

እዚ ኣብ ምስሊ ዝርአ ዘሎ ሓደ ሰበኣይ እትኮኑ እዞም ሰባኣይ ድማ ሕጊ ኣኽባሪ ናይ ቤት ምግብን መስተ ዝኾነ ኩዳ ዝባሃል ቦታ ሕጊ ኣኽባሪ እዮም።

እዚ ኣብ እስክሪን ዝርኦ ዘለኩ ምስሊ ናይ ህፃውነቲ ፍታን መፈተኒ ኮይኑ ምችው ኮይኑ ኮፍ አሎም ንክምችዎም ንክፍትኑ ዝገብሮም እዩ፡፡ ብማሕበረ ሰብና ድማ ባዞ እንዳተባሃለ ይፅዋዕ፡፡

እዚ ኣብ እስክሪን እንሪኦ ዘለና ምስሊ መራሕቲ ሃይማኖት ኦርተዶክስ ተዋህዶ እዮም፡፡ እዞም መራሕቲ ሃይማኖት ኦርተዶክስ ተዋህዶ ስሞም ጳጰሳት ይባሃሉ፡፡ እዞም ጳጳሳት እዚኣቶም ኣብ ኢዶም መስቀል ከይሓዙ ኣይዘውሩን እዮም፡፡

እዚ ኣብ እስክሪን እንርኦ ዘለና ምስሊ ናይ ሓደ መንበሪ ገዛ ምስሊ ኮይኑ ኣብ ውሽጡ ድማ ሶፋ ከምኡ'ውን ወንበራትን አለዎ። ኣብዚ ገዛ እዚ ናይ ሓደ ህፃን ቆልዓ ዓመቱ እንዳከበሩሉ ይርከቡ።

እዚ ኣብ እስክሪን እንሪኦ ዘለና ምስሊ ካፍቶም ኣብ ትግራይ ዝርከቡ ባህላዊ መስተታት እንብሎም ሓደ ዝኮነ ስዋ እዩ። ናይ ስዋ መትሓዚኡ ድማ መነሊክ እንዳበልና ንፅውዖ::

እዚ ኣብ እስክሪን እንሪኦ ዘለና ምስሊ ቡዙሓት ናይ እስልምና እምነት ተከተልቲ ሃይማኖት ወፅኦም ሰለማዊ ሰልፊ እንትገብሩ እዮም፡፡ ካብዚኣቶም ድማ ዓበይቲ ሰውእታት ኣለዉ ከምኡ እውን መናእሰይ እውን ኣለዉ፡፡

እዚ ኣብ እስክሪን እንሪኦ ዘለና ምስሊ ካብቶም ኣብ ትግራይ ዝርከቡ ባህላዊ ምግብታት ዝኮነ ሓደ እዩ፡፡ ሽሙ ድማ ሕልበት ይባሃል፡፡ ሕልበት ኣብ ማእከሉ ስልሲ ዝግበሮ ዓየነት ምግቢ እዩ፡፡

እዚ አብ ምስሊ ዝረአየኒ ዘሎ ቦታ ፍልይ ዝበለ ናይ ተፈጥሮ ቦታ ኾይኑ አብ ውሽጡ ድማ ዝተፈላለዩ ተኽልታትን ከምኡ ውን ፍልይ ዝበለ ገፀ መሬት ዘለዎ ቦታ እዪ።

እዚ ኣብ እስክሪን እንሪኦ ዘለና ምስሊ ናይ ቦታ ምስሊ ኾይኑ እዚ ቦታ ድማ ሆም ላድ ሆቴል ይባሃል። ከምቲ ዝረአ ዘሎ ብጣዕሚ ፅቡቅን ደስ ዝብልን ሆቴል እዩ ። ኣብዚ ሆቴል ድማ ዝተፈላለዩ ዝደለካዮ ዓይነት ግልጋሎታትን ክትረክብ ትክእል ኢካ፡፡

እዚ ኣብ እስክሪን እንሪኦ ዘለና ምስሊ ናይ ቦታ ምስሊ ኮይኑ እዚ ቦታ እዚ ድማ ዝተፈላለዩ ናይ ፍርጅ ክኮን ይክእል ናይ ዝተፈላለዩ ዓይነት ኤሌክትሮኒክሳት ናይ ፅገና ቦታ እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ካብቶም ኣብ ስፖር ማርኬት ዝርከቡ ዝተፈላለዩ ኣቁሕታት ሓደ ኮይኑ እዚ ድማ ዓይነት ፀባ እዩ፡፡ እዚ ዓይነት ፀባ ድማ ሸሙ ማሚላክ ይባሃል፡፡

እቲ ኣብ እስክሪን ዝረአየኒ ዘሎ ምስሊ ናይ መኪና ምስሊ እንትከውን እዛ መኪና ድማ ናይ ጋንታ ኩዕሶ እግሪ ወልዋሎ መኪና እያ፡፡ ናይዛ መኪና ስራሕ ኣብ ጋንታ ኩዕሶ እግሪ ወልዋሎ ዝጫወቱ ተጫወትቲ መናእሰይ ንምምልላስ እዩ፡፡

እዚ አብ እስክሪን ንሪኦ ዘለና ምስሊ ናይ ሓደ መጋየፂ ምስሊ ኮይኑ እዚ መጋየፂ ድማ አብ ክሳድካ ዝንጥልጠል እዩ። እዚ አብ ክሳድካ ዝንጥልጠል መጋየፂ መብዛሕትኡ ግዜ ናይ ኦርቶዶክስ እምነት ተዋህዶ ተከተልቲ ዝገብርኦ እየን።

እዚ ኣብ ስክሪን እንሪኦ ዘለና ምስሊ ናይ ቦታ ምስሊ ኾይኑ ኣብቲ ቦታ ድማ ሓደ ፈላሲን ቡዝሓት ኣንስትን ዝርከባሉ እየን:: እዚ ቦታ እዚ ኣብ ከተማ ኣኽሱም ዝርከብ ኾይኑ ከሙኡ ድማ ኣብ እንዳ ማርያም ፅዮን ዝርከብ እዩ::

እዚ ኣብ እስክሪን እንሪኦ ዘለና ምስሊ ካብቶም ናይ ገዛ ኣቅሑ እንብሎም ሓደ ኮይኑ ሽሙ ድማ ወንበር ይባሃል፣ ወንበር ኮፍ መበሊ እዩ ይጠቅመና ኮፍ ኢልና ብዙሕ ስራሕቲ ክንሰርሕ ይጠቅመና እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ክልተ ዓበይቲ መኻይን ዝርከባሉ ኮይነን ብማሕበረሰብና ድማ ኣውቶቡስ እናበልና ንፅወዐን እየን። እዘን ክልተ መኻይን እዚአን ሰማያዊት ብ ሰማያዊት ኮይነን ኣብ ማእኸለን ወይ ድማ መስኮተን ድማ ፀሊም እዩ።

እዚ ኣብ እስክሪን እንሪኦ ዘለና ምስሊ ናይ መሸጢ ክዳውንቲ ምስሊ ኮይኑ እዚ መሸጢ ክዳውንቲ መብዛሕትኦም ባህላዊ ክዳውንቲ እዮም፣ እዞም ባህላዊ ክዳውንቲ ድማ ካብ ጡጥ ካብ ክሪን ካብ ዝተፈላለዩ ነገራት ዝተሰርሑ እዮም፡፡

ኣብዚ ምስሊ ዝረአ ዘሎ ክልተ ሰብኣይን ሰበይትን ተሓባቢሮም ስርሖም እትሰርሑ እዩም፡፡ እቲ ስራሕ ድማ እቲ ሰብኣይ ሱዋ እንትቀድሕ እታ ሰበይቲ ድማ ኣረቂ ትቀድሕ ኣላ፡፡

እዚ ኣብ እስክሪን ዝረአየን ዘሎ ምስሊ ዝርእነ ዘሎ ኮይኑ ሓንት ናይ ጋል ኣንስተይቲ ምስል ኮይኑ እዛ ጋል ኣንስተይቲ ድማ ካብተን ናይ ትግራይ ባህልታት መፍለጢ ዝኾነ ሓደ ቁኖ ቶቆኒና ኣላ ።

እዚ ኣብ እስኪሪን እንርኦ ዘለና ምስሊ ናይ ቦታ ምስሊ ኮይኑ ዝርከበሉ ቦታ ድማ አብ አክሱም እዮም፡፡ እዞም መንገዲ ወይ ድማ ግድግዳታት ታሪካውን ብዙሕ ዘመናት ዘቑፀሩ እዮም ፡፡

እዚ አብ እስክሪን ንሪኦ ዘለና ምስሊ ናይ መፅሓፍ ምስሊ ኮይኑ እቲ መፅሓፍ ድማ አርእስቱ የሙሴ ታቦት እዩ ዝብል። ወይ ድማ በእንግሊዝኛ ክፀሓፍ ተሎ ኣርክ ኦፍ ጋድ እዩ ዝብል ።

እዚ አብ እስኪሪን እንሪኦ ዘለና ምስሊ ካብቶም ኣበ አክሱም ዩኒቨርስቲ ዝርከቡ ናይ መዝናነይ ቦታ ሓደ ኮይኑ መዝናነይ ቦታ ድማ ዝተፈላለዩ ዕንበባታት ስለ ዘለው ሃንጎልካ ዘሕድስ ቦታ እዩ።

እዚ ኣብ ምስሊ ዝርኦ ዘለኩ መጋየፂ ካብቶም ኣብ ትግራይ ዝርከቡ ዝተፈላለዩ መጋየፅታት ሓደ ዝኾነ ኮይኑ መብዛሕትኡ ግዜ ደቂ ኣነስትዮ ትግራይ ኣብ ኣሸንዳ እዋን ዝኣስርኦ እዩ፡፡

እዚ ኣብ እስክሪን ዝሪአ ዘሎ ምስሊ ካብቶም ኣብ ትግራይ ዝርከቡ ባህላዊ መስታት ሓደ እዩ:: እዚ ባህላዊ መስተ ሽሙ ድማ ስዋ ይበሃል ስዋ ካብ ምሸላ ቡቅሊ እና ጌሾ ዝስራሕ ዓይነት መስተ እዩ::

አብቲ እስክሪን ዝረአ ዘሎ ምስሊ ካብቶም ናይ በረካ እንስሳ ኢልና ንፅወዖም ሓንቲ ዝኮነት ዒፍ እትበሃል እትበርር እንስሳ ትርከበሉ እዩ። ከምኡ እውን አብ ጎና እውን ፅርግያ አሎ።

ኣብ እዚ ምስሊ እርኣያ ዘለዋ ክልተ ተሽከርከርቲ እንትኾና። እዛ ክልተ ተሽከርከርቲ እዝይኣተን ድማ ሲኖትራክ ይባሃላ። ሲኖትራክ ብዙሕ ኪሎ ሜትር ክጎዓዛ ዝክእላ ዓይነት ተሽከርከርቲ እየን?

እቲ ኣብ እስክሪን እንሪኦ ዘለና ምስሊ ናይ ገዛ እንስሳ እንብሎም ሓደ ዝኮነ ግመል እዩ። ግመል እዚ ግመል እዚ ጻዕዳ ሕብሪ ዘለዎ ኮይኑ ኣብ ዓድና ዘይርከብ ዓይነት ግመል ኣዩ።

ኣብዚ ምስሊ ዝረአይ ዘሎ ሓደ ካብቶም መጋየፅን መመላኽዕን ንጥቀመሎም ዓይነት ሻምፖ ኾይኑ እዚ ዓይነት ሻምፖ ድማ ንፀጉርና ክንሕፀብ ተለና ንጥቀመሉ ዓይነት መጋየፂ እዩ፡፡

እዛ ኣብ እስክሪን እንሪኦ ዘለና ምስሊ ዝተፈላለየ መጋየፅን መማላክእን ዘለዎ እዩ። እቶም መጋየፅን መማላኻእን ድማ ኩሕሊ ከምኡ እውን ሎሽን ከምኡ እውን ድማ ሽታ ዝርከብዎ እዩ።

እዝ ኣብ ስክሪን ዝሪኦ ዘለኩ ምስሊ ካብከተማ ውፅእ ኢልካ ዝግነ ብጣዕሚ ደስ ዝብል ናይተፈጥሮ ዘለዎ እዩ። ኣብ ውሽጡ ድማ ዘተፈላለዩ ዓይነታት ተክሊ ኣለው። ከም በለስ፣ ዕምበባ ዝበሉ።

እዚ ኣብ ምስሊ ዝሪኦ ዘለኩ መንበሪ ገዛ ካብ ቡዙሓትን ዝተፈላለዩ ዓይነት እምኒን ዝተሰርሐ እዩ፡፡ ከምዚ ዓይነት ሜላ ኣሰረርሓ መብዛሕትኡ ግዜ ዝዝውተር ኣብ ትግራይን ከባቢኣን ዘለዉ ቦታ እዩ፡፡

እዚ ኣብ ስክሪን እንርእዮ ዘለና ምስሊ ካብቶም ናይ በረኻ እንስሳ ንብሎም ሓደ ዝኾነ ተመን ይበሃል። ተመን እግሪ ዘይብሉ ኮይኑ እናተስሓበን እናሰጎምን ዝኸድ ዓይነት እንስሳ እዩ።

እዚ ኣብ እስክሪን እንሪኦ ዘለና ምስሊ ናይ መፅሓፍ ምስሊ ኮይኑ ናይ እዚ መፅሓፍ ኣርእስቲ ድማ መፅሓፍ ቁዱስካ ፍለጦ ዝብል እዩ፡፡ እዚ መፅሓፍ ቁዱስ ድማ ብቀሺ ብርሃነ ካሕሳይ ዝተፃሓፈ እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ዝተፈላለዩ ዓይነት ሰዓት፣ መነፀር ከምኡውን ናይ ማዕተባትን ዝሽየጠሉ ናይ ንግዲ ከምኡውን እናሽከርከርካ ካብ ቦታ ናብ ቦታ እንዳተንቀሳቀሰ ዝሸጡላ መሳርሒት እያ፡፡

እዛ ኣብ ምስሊ እንሪኣ ዘለና ናይ ተክሊ ዓይነት ኮይኑ ኣብ ጥራምረ ዝምደብ ስርናይ ዝባሃል እዩ፡፡ ስርናይ ካብቶም ዝተፈላለዩ ንምግብነት ዝውዕል ዓይነት ኣትክልቲ ሓደ እዩ፡፡

ኣብዚ ምስሊ ዝርአ ዘሎ ሓደ ካብቶም ናይ ገዛ ኣቑሑ ንብሎም ካራ እዩ። ካራ ንብዙሓት ነገራት ንጥቀመሎም መሳሪሒ እዩ። ከም ሽጉርቲ መክተፊ ከምኡ እውን ኣትክልቲ መክተፊ ይጠቕመና እዩ።

ኣብዚ ምስሊ ዝረአ ዘሎ ሓደ ዕብይ ዝበለ ህንጻን ከምኡ እዉን ብድሕሪቱ ናይ ሃይማኖት እስልምና ተኸተልቲ ዝኸድሉ መስጊድ እዩ::

እዚ ኣብ እስክሪን እንሪኦ ዘለና ምስሊ ናይ ቦታ ምስሊ እንተኮይኑ ኣብ ወሰን ፅርግያ ዝርከብ እዩ ከምኡ እዉን ክልተ ገዛታት ኣለዋ ታሓንቲ ገዛ ናይ ዳ ቤት ምግብን መስተን እንትከዉን እታ ሓንቲ ድማ ናይ ሸቀጣሸቀጥ እያ።

እዚ ኣብ ምስሊ ንሪኦ ዘለና ቦታ ንእሽተን ክፍሊ ገዛ ኮይና እዛ ንእሽተን ክፍሊ ገዛ ድማ ብዙሓት ናይ ኦርቶዶክስ እምነት ተዋህዶ ዝኾኑ ስእሊ ኣብነታት ዝሓዘት እያ ።

እዚ አብ እስክሪን እንሪኦ ዘለና ምስሊ ናይ ባንዴራ ምስሊ ኮይኑ ፤ እዚ ባንዴራ ምስሊ ድማ ናይ መዲስንስ ሳንስ ፍረንቲሪስ ዝተበሃለ ድርጅት እዩ፡፡

እዚ ኣብ ምስሊ ዝሪኦ ዘለኩ ቦታ እንዳ ገዛ ኣባዳማ ዝባሃል ኮይኑ ኣብ ውሽጡ ድማ ዝተፈላለዩ ዓይነት ምግብታትን መስተታትን ዝቀርበሉ ቦታ እዩ። እዚ ድማ ዝርከበሉ ከተማ ኣብ ከተማ ኣክሱም እዩ፡፡

እዛ ኣብ እስክሪን ዝሪኣ ዘለኹ ምስሊ ናይ ተኽሊ ዓይነት ምስሊ ኮይኑ እዚ ተኽሊ እዚ ድማ ንዝተፈላለዩ ናይ ዓይነት፣ ናይ ባህላዊ ሕክምና ዓይነታት ዝጥቀምሉ ቆፅሊ እዩ።

እቲ ኣብ እስሪን ዝሪኦ ዘለኩ ምስሊ ብዙሓት ከፍትታት ሳዕሪ እንትምገባ ዘርኢ ኮይኑ እቲ ቦታ ድማ ደስ ዝብልን ልሙዑን ከምኡ ድማ ሜዳ እዩ። ኣብ ሞንጎ እተን ከፍቲታት ድማ ሓደ ሰብ ኣይ ጠጠዉ ኢሉ ኣሎ ።

እዛ ኣብ እስክሪን እንሪኦ ዘለና ምስሊ ኣርማ ኮይኑ እዚ ኣርማ ድማ ካብቶም ኣብ ትግራይ ዝርከቡ ቻናላት ዝኮነ ሓንቲ ናይ ድምፂ ወያነ ቻናል መለለዪ ኣርማ እዩ።

እዚ ኣብ እስኪሪን እንሪኦ አለና ምስሊ ካብቶም ኣብ ኣብ አክሱም ከተማ ዝርከቡ ጥንታውን ታሪካውን ቅርፃቅፂ ሓደ እዩ፡፡ እዚ ቅርፃ ቅርፂ ኣብ ታሪክ ከም ዝብሎ መማሓላለፊ ትቦ ማይ ተባሂሉ ይፅዋዕ፡፡

እዚ ኣብ ምስሊ እንሪኦ ዘለና ናይ አልኮል መስተ ኮይኑ ሹሙ ድማ አስመራ ወይ ድማ ዚቢብ ኤክስትራ ይበሃል፡፡ እዚ ናይ ኤርትራ ምህርቲ አረቂ እዩ፡፡

አብዚ ስክሪን ዝረአየኒ ዘሎ ምስሊ አብ ሓደ ዓብይ ገዛ ፃዕዳ ብፃዕዳ ዝኮነ ገዛን መስኮት ዘለዎን ኮይኑ ሓደ ቆልዓ ድማ ናብዚ መስኮት ቅርብ ኢሉ ናብ ደገ እናረአየ ይርከብ።

እዚ ኣብ እስክሪን ዝርአ ዘሎ ምስሊ ናይ ሳንቲም ምስሊ ኮይኑ ጥንታዉን ታሪካዉን ዓይነት ሳንቲም እዩ። እዚ ሳንቲም እዚ ናይ ዮዉሃንስ ራብዓይ ንጉሰ ነገስት ዘኢትዮጵያ ዝነበረ እዩ።

እዚ ኣብ እስክሪን እንርእዮ ዘለና ምስሊ ብዙሓት ሰባት ተኣኪቦም እንትህልዉ ኣብዚ ድማ ናይ ኦርቶዶክስ ተዋህዶ እምነት ሃይማኖት ጥምቀት እንዳክበሩ ይርከቡ። መብዛሕቲኦም ድማ ነፀላ ገይሮም እዮም ዘለው።

እዚ ኣብ እስክሪን ዝረአየኒ ዘሎ ምስሊ ካብብቶም ብጣዕሚ ብዝሓቱ ወዲ ሰብ ዝጥቀሎም ካብ ኣትክልትን ኣሕምልትን ዝምደብ ኮይኑ ሽሙ ድማ ኣፕል ይባሃል፡፡ ኣንፕል ብጣዕሚ ዝተፈላለዩ ጥቅሚታት ዘለዎ ዓይነት ኣትክልቲ እዩ፡፡

እዚ ምስሊ ብሳዕሪ ዝተሰረሐ መንበሪ ገዛ ጎጆ እንትበሃል ክልተ ሰብኣይን ሰበይትን ኮፍ ኢሎም ይረኣዩ።